ፍትሐን ሰውዓ መሰልን ፍትሐ ማለጥ ሓደ ኅብረተ ሰብ ብጊዛናዉነትን ብመዓርነትን ንግጋ ዘጠቀም ሥርዓትእንተኾን ሥውዓ መሰል ድማ ወዲ ሰብ ሰብብ ምዃኑ ጥራሕ ዘለዋ መሰልን ትኽበርዩ ዙይ ድማ ናይ መጽለል መሰልን ብሕይወት ናይ መንባር መሰልን ይጠቃሱ።

ፍትሕን ሰብኣዊ መሰልን ማለት ፍትሒ ማለት ሓደ ህዝቢ ብሚዛናውነትን ብማዕርነትን ምግልጋል ዝጠቅም ስርዓት እንትኾን ሰብኣዊ መሰል ማለት ድማ ወዲ ሰብ ምዃኑ ጥራሕ ከግንዮ ዝግባእ ዓይነት መሰል ካብዚኣትም ድማ ናይ ምንበር መሰል ብዋናነት ይጥቀስ፡፡

ፍትሕን ሰብዓዊ መሰልን ፍትሕ ማለት ሓድ ኅብረተ ሰብ ብምናውነትን ብመዓልትን ምግልጋል ቲጠቀም ሥርዓትን ተኾን ሰብዓዊ መሰል ድማ ወዲ ሰብ ሰብ ሙኻን ጥራሕ ዘለዎ መሰልን ተኽዳርዩ እዙይ ድማ ብሕይወትናይ ምንባር መሰልን መጽለሊ ናይ ምርካብ ፍትሕን መሰልን ይረአያ።